ዘርእየና ዘሎ ድማ ከያኒ ሙዚቀኛ ሙልጌታ ካሕሳይ ናቱ ምስሊ እዩ። እዚ ድማ ተፈላጢ ደራፋይ ከያናይ ሙዚቀኛ ናይ ዓድና እይ።

ኣብዚ ምስሊ እንረኦም ዘለና ምስልታት ካብቶም መጋየፅታት እንጥቀመሎም መሰተሪ ሓደ ኮይኑ ፀጉሪና ንክስንትረልና ናይ ስፖርማርኬት አቁሑት ሓደ እዩ፡፡

እዚ ስክሪን ንሪኦ ዘለና ስባት ንኽባረኹ ዝተቀደሰ ንኽረኽቡ ዝጥሙሉ መፅሓፍ እዩ።

እዚ ምስሊ እንስሳ ዘቤት እንትኸውን ሽሙ ከዓ ገመል ዝበሃል ኮይኑ ንፅዕነት ይጠቅም።

ኣብዚ ምስሊ ንሪኣ ዘለና ሽማ ታይ ትበሃል? ንምንታይ ከ ትጠቅም? ካብ ምንታይ ምንታይ ዝበሃሉ ተሰሪሓ? ብምንታይ እያ ኸ ትሰርሕ? ንሕና ሰባት ንምንታይ ኣገልግሎት ኢና ንጥቀመላ? ታይ እያ ትጠቕመና?

ዝተፈላለዩ ካብ ፕላስቲክ ዝተሰርሑ ጎማታት ዝተፀዓነት መኪና የርእየና።

እዚውን ካብዞም መስረታዊ ልምዓታት ካብ ዝበሃሉ እቲ ሓደ ኮይኑ እዚ አብ ከባቢ አክሱም ኮይኑ አብ ከባቢ ፅልዐ ዝርከብ ዝተሰርሐ ናይ መስረታዊ አገልግሎታት ልምዓትት ካብቶም ዝበሃሉ ናይ ፅርግያ ናይ እስፓልት ስራሕቲ ስራሕ እዩ፡፡

ሓደ ደራፊ እናደረፈ ፣ሓደ ሙዚቀኛ ሓደ ኸያኒ እናኸየነ አዩ ዘርእየና ዘሎ። ኣፍቲ ጥቅኡ ድማ መሳርሕታት ተዓጅቡ እናደረፈ እዩ ዘርእየና ዘሎ።

ኣብዚ ምስሊ ዘርእየና ዘሎ ዝተፈላለዩ ንናይ መመላኽዕታት መመላኽዕታት ዝኾኑ ሎሽናት፣ ቫዝሊናት እዩ ዘርእየና ዘሎ መጋየፅታት ዝኾኑ ኣብ መጋየፂ ቦታታት ዝሽየጠሉ ምስሊ እዩ ዘርእየና ዘሎ፡፡

ኣብዚ ምስሊ ንሪኦ ዘለና ድማ ኣብዞም ሕጊ መኽበርትታት ሕጊ ዘኽብሩ ሰላም ኣብ ዓድና ንክህሉ ሕጊ ዘኽብሩ ሰባት ተጋደልቲ እዮም፡፡

አብዚ እስክሪን እንሪኦ ዘለና ምስሊ ብሕርሻ ብግብርና ካብዞም ዝለምዑ ተኽልታት ሓደ ኮይኑ ሰባት ንዝተፈላለዩ ምግብታት ዝተመጣጠነ ምግቢ ንክረኽብቡ ዝተፈላለዩ እታወታት ብምጥቃም ይሰርሑ።

ኣብዚ አስክሪን ዝረኣየና ዘሎ ምስሊ ድማ ኣብ ዕዳጋ ዝርከቡ ምርትታት ከም ቡና ከም ሸቐጣመቐጥን ንሰባት ንሕብረተሰብ ዝጠቅሙታት ዝበሃሉ ዝርከበሉ ናይ ንግዲ ማእከል እዩ።

እዚ ምስሊ ር/ኣድባራት ወገዳማት ቤተ ክርስትያን ኣኽሱም ፅዮን እዩ።

እዚ ድማ ካብቶም ናይ ገዛ ኣቁሑት ዝባሃሉ ሓደ ኮይኑ መፅፈፊ ማይ ኮይኑ ንኣብነት መኮሬኒ ንምፅፋፍ ንጥቀመሉ ኣቅሓ እዩ።

እዚ ድማ ንሕርሻን መስኖ ካብ ዝጠቅሙ እቲ ሓደ ማይ ስለዝኮነ እቲ ሓደ ማይስለዝኮነ ማይ ተካዒቱ ብሌቸር ናብ ሕርሻታት ክበፅሑ ምግባር እዩ፡፡

እዚ ድማ ናይ መዛናግዕታትና ካብዞም መዛናግዕታት ቦታታት ካብ ዝብሃሉ መንእሰይ መፅዮም ኣብ ዝዛናግዕሉ እስፖርት ዝጫወትሉ ቦታ ዝኾነ ሜዳ ዝተዘጋጀወ ቦታ እዩ፡፡

ኣብዚ እስክሪን ንሪኦ ዘለና ምስሊ ድማ ዝተፈላለየ ጌፃመጊ መጋየፂ ዝኾኑ ንገዛውቲ ዝጠቕሙ መመላኽዒ ገዛኻ ፅቡቕ ኮይኑ ንኽረአ ዝጠቕሙ መጋየፂታት ዝረኣየሎም ምስልታት የርእየና ኣሎ።

ኣብዚ እስክሪን ንሪኦ ዘለና ምስሊ ሕርሻና ግብርና እዩ ዘርእየና ዘሎ ሕርሻ ግብርና ሓረስቶት ጉልበቶም ወዲኦም ግዚኦም ወዲኦም ዝሰርሕዎ ናይ ሕርሻ ቦታ እዩ፡፡

ኣብዚ ምስሊ ዘርእየና ዘሎ ኣብ እሰክሪን ዘርእየና ዘሎ ምስሊ ናይ ሕጊ መክበሪ ገያሹ ንዝመፁ ብስነስርዓት ቦቶኦም ኮፍ ዘብል ፀጥታ ዝሕሉ ዝኾነ ረብሻ ዘየድሊ ነገር ንከይህሉ ዝቆፃፀር ሕጊ መክበሪ እዩ።

ዘርእየና ዘሎ ዝተፋላለዩ ኣዝርእትታት ናይ ሕርሻ ግብርናታት ዝብሃሉ ከም ዒልቦ የርእየና ኣሎ:: ሓደ ሰብኣይ እዉን ባህላዊ ክዳኑ ገየሩ ናይ ራያ በትሪ ሒዙ ምስሊ የርእየና ኣሎ::

ኣብዚ ምስሊ ዘርእየና ዘሎ ብሓፁር ዝተኸበበ ተኽልታት ከም ማንጎታተ ዝበሉ ተኽልታት እዉነይ ዝርከበሉ ምስሊ እዩ ዘርእየና ዘሎ። ተፈጥሮኣዊ ከባቢታት የረእየና ኣሎ።

ፌርኔሎ ናይ ገዛ ኣቀሓ እንትኸውን ንምግቢ መብሰሊ ይጠቅም።

እዚ ዘርኤና ዘሎ ሓርማዝ እዩ፣ ሓርማዝ ድማ እቲ ዝገዘፈ ክብደት ዘለዎ እንስሳ ናይ በረኻ እንስሳ እዩ። ሓርማዝ ይባሃል ሓርማዝ፡፡

ኣብዚ ምስሊ ዘርእየና ዘሎ ምግብታት ቅጫ ምስ ማንኮኦም ኣብ ምግቢ ዝተቐረበ ዝብልዖ እቲ ዘድሊ ነገር ንሰብ ዘድሊ ነገር እቲ ሓደ ዝኾነ ምግቢ እዩ፡፡

እዚ እንሪኦ ዘለና ድማ ሓምሓም እዩ መብዛሕቲኡ አብ ገጠር ከባቢ ዝወቅል ሓምሓም ድማ ንብዙሕ ነገራት ይጠቅመና እዩ፡፡ እቲ ቀዳማይ ነገር ንዋንጫ ንስዋ ዝኮውን መስርሒ ንጌፃጌፂ ንገዛ መፀበቂ ይጠቅም እዩ ማለት እየ ንፃባ እውነየ መሕቆኒ ይጠቅም እዩ ፡፡

እዙይ ድማ ናይ ቴክኖ መፋለጢ ናይ ሞባይል መፋለጢ ሞባይል ከምዝሸጡ ብዛዕባ ቴክኖ ውፅኢታት ዘለዋ ሞባይል መፋለጢ እቱይ ድርጅቶም ክዓብዮሎም ንክፍሎጦሎም ሰባት ንክርእዮሎም እና ኣድራሸኦም ዝገልፅሉ መፋለጢ።

እዞም ኣቦታትና ሒዘምዎ ዘለው መሳርሒ እንታይ ይባሃል? ካብ ምንታይ ከ ተሰሪሑ? መብዛሕትኦም ከባቢ ዝጥቀምሉ ዓዲታት ከ እንመን ይባሃሉ?

ኣብዚ ምስሊ ዘርእየና ዘሎ ጥፍንቅ ኮይነን ጥፍንቅ ድማ ኣብ ዝተፈላለዩ ኳናታት እንረኽበን ተንቀሳቐስቲ ኮይነን ናይ በረኻ እንስሳታት ካብ ዝብሃላ እተን ንእሽተያት እየን፡፡

ኣብዚ ምስሊ ንሪኦ ዘለና ፈረስ ኮይና፣ ፈረስ ተመላኺዓ ብቀይሕ ነገር ተመላኪዓ እዩ ዘረኢና ዘሎ። እዚ ድማ ከምዚ ባህላዊ መርዓ እጓላት ናብ እንዳ ወዲ ተፃዒነናሉ ዝኸዳ፣ ኣብ ፈረስ ተፃዒነን እየን ዝኸዳ::

እዚ ዘሪኢና ዘሎ ቤተ ክርስትያን ኮይኑ አቡኡ ድማ ዝተፈላለዩ ተኽሊታት በቒሎም፣ ዝተፈላለዩ እፅዋታት በቒሎም እና ስባት እውነይ ንክብባረኽሎም ተባሪኾም ንክመፁ ቤተክርስትያን ከይዶም ስዒሞም ይመፁ፡፡

ኣመንቲ ክርስትና ኣብ ክሳዶም ዝኣስርዎም ክታብ ይበሃል።

እዚ ዘርእየና ቁርሲ ኮይኑ ምግቢ ኮይኑ ዳቦ ብእንቁላሊሕ ጌሮም ክበልዑ ከለው ዘርእየና ካብዞም ናይ ምግብታት ዓይነታት ሓደ እዩ፡፡

ተፈጥራኣዊ ዘይኮነ ፀጉሪ ካበይ መፅኡ? ንምታይ ከ መብዛሕትአን ኣጓላት ይጥቀማሉ? እንታይ ጥቅሚ ስለ ዘለዎ እዩ መብዛሕትአን ኣጋላት ዝጥቅማሉ?

እዚ ምስሊ ካብ ቦታ ናብ ቦታ ንምጉዓዝ ዝጠቅም መኪና እዩ።

እዚ ድማ ዘርእየና ዘሎ ብትግራይ ቲቪ ዝቀርብ ዜና ምንጪ ዝኮነ ፅፁይ ዝኮነ ሰባት ህዝቢ ትግራይ ሰላም ከምዝደሊ ባህጊ ከምዘለዎ እናገለፀ ዝርከበሉ አዩ።

ድማ ሓደሽቲ ገዛታት ዝስርሕሉ ዘለው እዮም። እዚ ድማ ናይ ካብቶም መሰረታዊ ኣገልግሎታት ካብ ዝበሃሉ እቲ ገዛ፣ ገዛ ካፍቶም መፅለሊ ስለዝኾነ ሰባት ድማ ገንዘቡ ናብ መንበሪኡ ገይሩ ዝሰርሖ፣ ዝስርሑ ዘለው ገዛታት እዩ ዘሪአና ዘሎ ማለት እዩ።

ኣብዚ ስክሪን ዘሪኤና ዘሎ ምስሊ ዝተፋላለዩ አትክልትን ኣሕምልትን ፈርዮም ንግልጋሎታት ንዓና ንክጠቅሙ ባዕሎም እቶም ሓሮስቶት ንባዕሎም ጠቂሞም ንሰባት ኣብ ከተማ ዝርከቡ ንዝጠቅሙ ምስሊ እዩ ዘሪኤና ዘሎ።

እዚ አንርእዮም ዘለና ዝተፈላለዩ ኣቁሑታት ንገዛዉቲ ዝጠቅሙና ዝተፈላለዩ ፀብሕታት መስርሒታት ዝጠቅሙና፣ ብረድስትታት ዝጠቅሙና ንገዛ ኣቁሑታት ዝጠቅሙና ኣቁሕታት እዮም::

እዚ ዘርእየና ዘሎ ናይ ትግራይ ባንዴራ መግለፂኣን መንነታን ዝኾነ ኣርማኣ መፍለይኣ ናይ ትግራይ ክልል ምፍለይኣ ዝኾነ ባንዴራኣ ኣርማኣ እዩ።

ካብቶም መሳሪሒታት ፅሕፈት ካብቶም ዝበሃሉ እቲ ሓደ ቢሮ እዩ፡፡ ቢሮ ፅሑፍ ክንፅሕፍ ንተማሃራይ፣ ንሰራሕተኛ ዝፈፈላለዩ ንፅሕፈትን ክንጥቀመሉ ካብቶም እንጥቀመሎም መሳሪሒታት እቲ ሓደ እዩ፡፡

እዚ ናይ ኦርቶዶክስ ተዋህዶ እምነት ዝኮኑ መፅሓፍ ቅዱስ ወይ ድርሳን እናሳለሙ ንኣቦታት ክባረክሉ በቲ ቅዱስ መፅሓፍ ዝኮነ ክባረክሉ እናሳለሞም እዩ ዝርከብ ማለት እዩ።

ኣብዚ ምስሊ እንሪኦ ዘለና ናይ ትግራይ ፖሊስ መግለፂኦም መለለይኦም ዝኾነ ኣረማ ወይ ድማ ባንዴራ ናይ ትግራይ ፖሊስ እናተብሃሉ ዝግለፅሉ ኣርሞኦም መለለይኦም ዝኾነ ምልክት እዩ፡፡

እዚ ዘርእየና ምስሊ ድማ መኹሓሊ ኩሕሊ እዩ፡፡ ኣብ ዓይንና ወይ ኣብ ቅንድብ ዓይንና ጌርና ንማላኸዐሉ ንሕና ደቂ ኣንስትዮ ንመላኸዐሉ መመላከዒ መንገዲ እቲ ሓደ እዩ፡፡

እዚ መፋለጢ ወይ ድማ ብዛዕባ እቲ ሓደ ነገር ብዛዕባ ሓደ ድርጅት ወይ ድማ ዝሰርሐዎ ስራሕ ዘፋልጥሉ እና ስልኪ ቁፅሮም ዘቐምጥሉን ዝርከበሉ ቦታ ብዛዕባ እንታይ ከምዝሰርሑን፣ ብዛዕባ ሞባይል እንተኾይኖም ሞባይል ከምቲ እንሪኦ ዘለና እንዳ ሞባይል ዝብል ብዛዕባ ናቶም ዝገልፅ መፋለጢ እዩ።

ኣብዚ ምስሊ እንርእዮ ዘለና ድማ ናይ ሓወልቲ ኣክሱም ሓወልትታት የርእየና ኣሎ:: ተፈላለዩ ፅርግያ እውን የርእየና እሎ እና ዝተፈላለዩ መናፈሻ ዝመሰሉ ኣትክልትታት እዉን የርእየና ኣሎ::

እዙይ ኣብዚ ስክሪን እንርእዮ ዘለና ምስሊ ካብዞም ተክልታት ዝተተከሉ ንመድሓኒት ንዕጣን ዝጠቅሙ ካብቶም ዝባህሉ ተክልታት ሓደ እዩ።

እዚ ኣብዚ እስክሪን እንሪኦ ዘለና ምስሊ ዝተፈላለዩ ዓበይቲ እፅዋታት ንርኢ ዘለና፡፡ ዝተፈላለዩ ብንፁህ ኣየር ክነስትንፍስ እና መፅለሊ ክኮነና ዝጠቅሙ ዓበይቲ እፅዋታት ተክልታት እዮም፡፡

እዚ እማ ብዛዕባ ፖለቲካ ዝወፅእ ሓዱሽ ዜና እንርኤሉ ዘለና ብዛዕባ እቶም ፖለቲከኛታት ዝስራሕ ዘሎ ዝተርኣየ ነገር ብዜና ንርእየሉ ዘለና ምስሊ እዩ።

ኣብዚ ምስሊ ዘረእየና ዘሎ መሳርሕታት እዮም። ዝተፈላለዩ መሳርሕታት ይጠቅሙና እዚኦም ድማ ደብተራት መትሐዚ ፎቶታት።

አብዚ ምስሊ እንሪኦም ዘለና ናይ ኦርተዶክስ እምነት ተከተልቲ ዝኣምንዎም ናይ ቁዱሳን ስእሊታት ምስሊ ኢና ንርኢ ዘለና፡፡ ዝተፈላለዩ ምስልታት እንሄዉ፡፡

እዚኦም ካብዞም መሰረታዊ ግልጋሎት ኮይኑ እዚ ማለት ከምእዞም ዝኮነ ሰብ ብኩናት፣ ብደርቂ ተተሃስዩ መሰረታዊ ግልጋሎታት ካብ ሰናይ ተግባራት ዝልገስ እክሊ ዘርእየና ዘሎ።

እዚ እንሪኦ ዘለና መጋየፅታት እዩ፡፡ ዝተፈላለዩ መጋየፂ ፅብቕ ክንብል መጋየፂ ክንርኢ እንተኾይንና መጋየፅታት ዝጠቕመና ሓደ መመላኽዒ እዩ፡፡

እዚ ካብ ባህልታትና ጥበባታትና ሓደ ኾይኑ ሰፍኢ ዝተፈላለዩ መመላክዒ ይኹን ንእንጥቀመሉ ንእንጀራ መውፅኢ ንቅጫ መተ ንሕንባሻ መትሐዚ እንጥቀመሉ ባህልና እዩ።

ኣብዚ ምስሊ ንሪኦ ዘለና ድማ እፅዋት ተክልታት እዩ ።ተክሊ ቦቂሉ ሳዕርታት እውን ዝቦቀለ ኣሎ ምስሊ ኢና ንሪኢ ዘለና ማለት እዩ።

አብዚ ምስሊ ንሪኦ ዘለና ከልቢ ከልቢ ከብዞም ናይ እንስሳት ገዛ ኮይኑ ንዝተፈላለዩ ይጠቅም፡፡ ንአብነት ገዛ ክሕልወልካ ካብ ሌባ ክሕልወልካ ይጠቅመካ እዮ፡፡

እዚ ድማ ኣብ ቤት ትምህርቲ ዝርከብ ዝተፈላለዩ ንትምህርቲ ዝጠቅሙ ዝተፈላለየ መፅሓፋ፣ ደፍተራት፣ ሓጋዚ መጽሓፋት ዝርከብሉ ምስሊ እዩ ዘርእየና ዘሎ ።

እዚ ድማ ዘሪኤና ዘሎ ፀጉራ ተቆኒና እዩ ዘሪኤና ዘሎ ፀጉርካ ንምምልኻዕ ፅቡቅ ንክከውን ፀጉርኻ እዩ ዝቁነን ፀጉራ ተቆኒና ተማላኪዓ እዩ ዘሪኤና ዘሎ ማለት እዩ ፡፡

እዚ ምስሊ እንሪኦ ዘለና ካብዞም ዘመናዊ መሳሪሒታት ሓደ ፕያኖ ዝባሃል ኮይኑ ንሙዚቃ መሳሪሒ ከም መዐጀቢ ኮይኑ ዝጠቅም መሳሪሒ እዩ፡፡

ኣብዚ ንርኢ ዘለና ዝተፈላለዩ ሚዳታት በዛዕባ እታ ዳሽን ባንኪ ባንደራ መለልዩ ዝኮነት ቃለ መጠየቀ እንዳተገበረሉ እዩ።

እዚ ድማ ንዓይኒ ሰሓቢ ዝኾነ ንኽትሪኦ ዘይምኖ ቦታ ናይ ኣቀማምጣ ናይ ተፈጥረኣዊ ኣከባብን ዝገልፅ ዘርእየና ምስሊ እዩ፤ ዝተፈላለዩ ተኽልታት ዘርእየና ብደን ዝተሸፈነ ቦታ ዘርእየና ምስሊ እዩ ።

ኣብዚ እስክሪን ንሪኦ ዘለና ምስሊ ደቂ ኣንስትዮ ንትምህርቲ እናኸዳ ኣብ ትምህርቲ ማዕረ ዕድል ምምሃር ምስትምሃር ምስ ደቂ ተባዕትዮ ከምዘለወን ዘርኢ መረጋገፂ ምስሊ እዩ፡፡

ኣበዚ ምስሊ ንርኦ ዘለና እዚ ታሪካዊ ዝኾነ ባህልን ጉዕዞ ቱሪዝምን ዝጠቅም ብናይ ቅድም ብዙሕ ዓመታት ዝፀነሐ ታሪኽና ንገልፀሉ ቦታ እዩ።

እዚ ዘርኢና ዘሎ ድማ ናይ ሓደ ትምህርት ቤት ተምሃሮ ዲቢዝኦም ገይሮም ኣብ ትምህርቲ እዩ ዘርእየና ዘሎ።

ኣብዚ ምስሊ እንርኦ ዘለና ካብዞም መሰረታዊ ግልጋሎት ሕብረተሰብ ዝጥቀመሎም ፋውንደሽን ዝባሃል ኣብ ከተማ ዝርከብ ኣክሱም ናይ ቤተ መፃሕፍቲ እካባት ዝርከበሉ ኮይኑ ሰባት ተኣኪቦም ኣብኡ ፍልጠት ዝቀስምሉ ታቤተ መፃሕፍቲ እዩ።

እዚ ካብዞም ንመጋየፂታት ንመመላክዕታት ድምቅ ኢልካ ንክትርአ ምስ ባህላዊ ዝኮኑ ክዳውንትታት ናይ ሓበሻ ክዳውንትታት ገይርና ንጋየፀሉ መመላክዕና እዩ።

እዚ ምስሊ ኣሕምልቲ ገደና ብ ዋናታቶም ክንክን እንዳ ተገበረሎም ዘርኢ እዩ።

እዞም እንሪኦም ዘለና አቦ ድማ ሙዚቀኛ ኮይኖም ስባት ንምዝንጋዕ ሙዚቃ ይደርፉን ዝተፈላለየ መርዓታት ዝክውን ሙዚቃ ዝደሩፉ ከያኒ ሙዚቀኛ አቦ እዮም፡፡

እንዳ ምግብታት እዮም፡፡ እዚ እንሪኦ ዘለና ሕምባሻ እዩ ዝንሄ፡፡ ሕንባሻ ድማ ካብቶም ምግብታት ዝባሃሉ ሓደ እዩ፡፡ ሰብ ብዘይ ምግቢ ክነብር አይክእልን እዩ፡፡ ካብቶም መሰራታዊ ዝባሃሉ ሓደ እዩ፡፡

ኣብዚ ምስሊ እንሪኦ ዘለና ኣብዚ እስክሪን እንሪኦ ምስሊዘለና ዘበናዊመልኩዑ ዝተሰረሐ ፅብቅ ዝበለ ገዛ ሞኖርያ ዝኮውን ገዛ ንሪኢ ኣለና፡፡

ኣብዚ እስክሪን እንሪኦ ዘለና ምስሊ ተፈጥራዊ ኣፍቲ ምግቢ ቤት እና መስተ ከባቢ ኮፍ ኢልካ ተፈጥሮኣዊ ከባቢ ብግልፂ ዝርኣየሉ ቦታ እዩ ዘርእየና ዘሎ።

ትግራይ ዘለና ሓፂን መፂን ውፂኢታቱ ከም ጥስቲ፣ መጋፍያ፣ መቁሎ ሓጪን ዝበሉ እዮም፡፡ እዚኦም ድማ ናብ ዕዳጋ ይወፁ፤ ምስ ወፁ ድማ ንሕና ዓዲግና ናብ ገዛና ወሲድና ንጥቀመሎም፡፡

ኣብዚ እስክሪን እንርኦም ዘለና ምስሊ ናይ ገዛ ኣቁሑታት ዝተፈላለዩ ኮይኖም ክንጥቅመሎም ዝግባኣና ናይ ገዛ ኣቁሑታት እዮም።

እዚ ዘርእየና ዘሎ ድማ ናይ ሓንቲ ፓርቲ ወይድማ ውድብ መለለይኣ መፍለይኣ ዝኮነ ኣርማ መግለፂኣ እዩ ዘርእየና ዘሎ::

ኣብዚ እስክሪን ንሪኦ ዘለና ምስሊ ብስነ ስርዓት ዝተሓረሰ ናይ መስኖ ሕርሻ እዩ።

እዚ ድማ ናይ ስፖር ማርኬት አቑሑታት ውፂኢታት ኮይኖም ናብ ዕዳጋ ቀሪቦም እቲ ሰብ ድማ ዝደለዮ ዓዲጉ ዝወስደሉ ናብ አቁሑታት እዮም ማለት እዩ፡፡

እዚ ዘረእየና ዘሎ ድማ ሰባት ንክባረኩሉ ዝከድዎ ገዳም ኾይኑ እንዳ ኣብነኣረጋዊ ገዳም ደብረዳሞ ሰባት ክባረኩሉ፣ ክቅደስሉ ምስ እግዛብሄሮም ክራከብሉ ዝከድዎ ቤተ ክርስትያን ናይ ኦርቶዶክስ ተዋህዶ እምነት ተከተልቲ ዝኾኑ ዝከድዎ ቦታ ስፍራ ዝተቀደሰ ዝተባረከ ቦታ እዩ።

እዚ ድማ ንስራሕቲ ህንፀት ስራሕ ገዛውቲ ካብዞም ዝጠቕሙ መሳሪሕታት ንዝተፈላለዩ ከበድቲ ነገራት ንመለዓል ዝጠቅም ናይ ህንፃ መሳሪሒ እዩ።

አብዚ ምስሊ እንሪኦ ዘለና ናይ ዜና ምርጫ ኢና ንሪኢ ዘለና ዜና እቲ ዜና እውነይ ናይ አቀማምጣ ናይ እፅዋት እዩ ዘርኢና ዘሎ፡፡

እዚ ምስሊ መስርተ ልምዓት ግድብ ማይ ኮይኑ ንዝተፈላለዩ መስኖን ኤሌትርክ ሓይሊን ይጠቅም።

እዚ ምስሊ ኣብ ኣብ ትግራይ ይኩን ኣብ ካሊእ ከባቢ ዝረከብ ደኒ ኮይኑ ንቀለብ እንስሳ ወይ ገዛ መስርሒ ዝውዕል ሳዕሪ ይበሃል።

ኣብዚ እስክሪን ንርኦም ዘለና ካብዞም መጋየፅታት ዝባሃሉ ዝተፈላለዩ መርዓታት ክህሉ ከሎ ክርስትናን ጥምቀትን ክህሉ ከሎ ኣደታትና ዝገብረኦ ጎባጉም ኣብ ክሳደን ዝኣስረኦ መጋየፂ እዩ።

እዚ ኣብ እስክሪን እንርእዮ ዘለና ምስሊ ኣርማ ኮይኑ ናይ ጋንታ ኩዕሶ እግሪ ናይ መቐለ ናይ ሰብዓ እንደርታ ናቶም ዝኮነ መለለይኦም፣ መፍለይኦም፣ ምልክቶም፣ መግለፂኦም ዝኮነ ኣርማ እዩ።

እዙይ ድማ ተማህሮ ኣብ ዕርፍቲ ግዜ ወፅም ዝፃወትዎ ከም መዘናጊዒ ዝፃወትዎ ብሓደ ተኣኪቦም ቆልዑ ዝፃወትዎ ፀወታ ዝዘናግዕሉ ፀወታ እዩ።

እዚ ገፅታ መሬት ኮይኑ ጎቦ ይበሃል።

እዚ ወርቅታት እዩ ዘሪአና ዘሎ። ናይ ናይ መስቀል እኒአ፣ ናይ እዝኒ ውናይ እኒአ ፣ ናይ ኢድ እውናይ እኒአ፣ እዚ ዘሪአና ዘሎ ናይ ክሳድ ውናይ እኒአ። ንመመላኽዒ እንጥቀመሉ ምስ ባህላዊ ክዳን ገይርና መመላኽዒ እንጥቀመሉ እዩ።

አቀማምጣ ናይ መሬት እዩ ዘሪኢና ዘሎ ጎቦታት እኒእው ፣ተክልታተ እውኒ እኒህው ፣ መንገዲ እውን እኒሄ፣ ገዛውቲ ዝተጀመሩ እኒሄ እና ናይ አቀማመጣ መሬት እና ከባቢ ።

ኣብዚ ምስሊ ንርኦም ዘለና ባዕሎም ኣትክልታት መማላክዕቲ ንገዛውቲ ዝኮኑ ፅቡቅ ክንርኦም እውን ደስ ዝብለና ክኮኑ ዝክእሉ ዕፅዋታት ተክልታትን እዮም።

ኣብዚ ምስሊ ዘሪአና ዘሎ ካብቶም መሰረታዊ ግልጋሎታት ዝኾና ንትራስፖርት ተሽከርከርት ዝጠቕማ በጃጅ እና መኪናታት ንርኤ ኣለና። እዚአን ድማ ካብ ሓደ ቦታ ናብ ሓደ ቦታ ንምጓዓዓዝ ይጥቕማና።

እዚ ድማ ዘሪኤና ዝተፈላለዩ ናይ ቅዱሳን ስእሊታት ተሰቂሎም እዩ ዘሪኤና ዘሎ ዝተፈላለዩ ናይ ቅዱስ ሚካኤል ፥ቅዱሳን ስላሴ ተሰቂሎም ዘሪኤና ዘሎ ምስሊ እዩ፡፡

ኣብዚ ምስሊ ንሪኦ ዘለና ካብዞም እንስሳ ዘቤት ናይ ገዛ እንስሳ ካፍቶም ዝበሃላ ጤል ሓንቲ እያ ማለት እዩ ዘርእየና ዘሎ፡፡ ንስጋ ንምብላዕ ዘተፈላለዩ ይጠቕማ፡፡

እዚምስሊ እነሪኦም ዘለና መውቀጢ ዝተፈላለዩ መውቀጢ ታት ዝተፈላለዩ ቅመማት መውቀጢትታ ዝጠቅሙ ንቡናታት መውቀጢታት ዝጠቅሙ እቲ ሓደ መውቀጢናይ ታሕቲ እዩ፡፡

እዚ ድማ ኣብ ከተማታት ዝስራሕ ዘሎ ደብሪ ወይም ፎቅ እዩ። ብ ናይ ምዕባለ መርአይ ፎቅ ደብሪ ምስራሕ ገዛውቲ ክስራሕ ከሎ ዘርእየና እዩ ማለት እዩ። ቡዙሓት ገዛውቲ እናተሰርሐ እናማዕበለት ከም ዘላ ዝገልፅ እዩ።

ኣብዚ ምስሊ ንርኦ ዘለና ኣብ ዝተፈላለዩ መርዓታት ክርስትናታት ሙዚቃ እቲ ደራፊ/ከያኒ/ ተፀዊዑ ወይድማ መጋዊሒ ተጠቒሞም ሙዚቃ ዝድረፈሉ ኮይኑ ብተወሳኺ ጓይላ ዝግጠመሉ እዩ።

ኣብዚ ምስሊ ኣብዚ እስክሪን እንሪኦ ዘለና ናይ መግለፂ ብዜና ብዜና ዝቐርብ ናይ መግለፂ ናይ ፖለቲካን ናይ ሓደ ዉዱብ ዝኾነ መግለፂ ናይ ፖለቲካ መግለፂ ብዜና እንሪኦ ኣለና፡፡

ኣብዚ ምስሊ እንርእዮም ዘለና ዜና ብዛዕባ ናይ ወፃእ ዓድታት በዛዕባ ናይ ኣሜርካ ዝተፈጠረ ሓድሽ ነገር ዘገልፀልና እቲ ምንጪ ፅፁይ ሓበሬታን ዝገልፀልናን ዜና የርእየና።

እዚ ዘሪኤና ዘሎ ናይ ሃይማኖት እስልምና ተከተልቲ መስጊዶም ዘሪኤና ቦታ እዩ ዝንሄ እዚ መስጊድ ናቶም አላሆም ክባርኮም ዝከድዎ ዝስግድሉ ቦታ እዩ፡፡

እዚ ድማ ንሕርሻ ክጠቅም ኢሉ ጉድጓድ ተዃዒቱ ዝወፅእ ማይ እዚ ድማ ንሕርሻ ብማሽን ብዘመናዊ ዝኾነ ተጠቒምካ ንሕርሻኻ ተልመዐሉ ማይ ምኩዓት ማለት እዩ፡፡ ማይ ኩዒትካ ነቲ ሕርሻኻ ይጠቅም፡፡

ኣብዚ ምስሊ ዘርእየና ዘሎ ናይ ኣክሱም ዩኒቨርሲቲ ብዲዛይን ዝተሰርሐ ህንፃ እዩ፡፡ ናይ ኣክሱም ዩኒቨርሲቲ ምዃኑ ዝገልፅ ብናይ ህንፃ ሰራሕተኛታታት ዝተሰርሐ ናይ ሓወልቲ ምስሊ።

አብዚ ምስሊ እንሪኦ ዘለና ካብዞም ባህልታትና ካብዞም ጥበባትና ካብዞም ዝኮነ ሓደ ኮይኑ ስፈ ብሰፈታተ ተሰፍዩም ታኒቴል ሞሰባት ታኒቴለ ተሽፊኖም የሪኢና አለዉ ዝተፈላለዩ መቀረብታተ ሕምባሻታት ይጠቅሙ፡፡

ኣብዚ ምስሊ እንርእዮ ዘለና ናይ ገዳም ኣቡነ ኣላኒቆስ ማይ ብራዝያ ዝብሃል በበይ ከባቢ ከምዝርከብ ኣንፈቱ ዝገለፀልና በዚ ኣንፈተ ኪዱ ንዝብለና ዘርኢ እዩ::

ኣብዚ ምስሊ እንረኦም ዘለና ሆቴል ፅባቅኡ ዝሓለወ ወንበር ምግቢ እውን ዝቀርበሉ ቦታ ሆቴል እዩ ዘርኢ ዘሎ ፡፡

እዚ ዘርኤና ዘሎ ናይ ሓደ ቲቪቲ ትግራይ ዝብል ኣርማ መግለፂኡ መለልይኡ እዩ።

እዚ ናይ ትምህርት ቤት ኮይኑ ናይ መምህራን መአከቢኦም ዝኾነ ቦታ እዩ። መምህራን ተኣኪቦም ንእሽተይ ዕረፍቲ ዝረኽብሉ እና ቲቪ ዉነይ ኣብኡ እኒኣ ዝጥቀሙሉ እዩ ።

ኣብዚ ዘሪኤና ዘሎ ብዛዕባ መፈለጢ እዩ ኣክሱም ዩኒፈርስቲ ብዛዕባ ዝሰርሖም ስራሕቲና ብዛዕባ እንታይ ከምህር ዝገልፅ መፋለጢ እዩ፡፡

ኣብዚ እንሪኦ ዘለና እንስሳት ነብሪ ሓደ ካብቶም ሓያልት ዝበሃሉ ናይ እንስሳ በረካ ዝበሃል እቲ ሓደእዩ ፡፡

ኣብዚ ምስሊ እንርእዮ ዘለና ካብዞም ኣትክልቲ ካብዞም ፍራምረታት ካብቶም ዝበሃሉ እቲ ሓደ ለሚን ናብ ዕዳጋ ወፂኡ ብቡዝሕ ለሚን እንርእየሉ ምስሊ እዩ።

እዚ ዘሪአና ዘሎ ድማ ብዝተፈለየ ጋመ ዓይነት ዲዛይን ተቖኒና ፀጉራ ዘዉ ኣቢላ ብዝተፈላለየ መርዓ ይኹን ክርስትና ይኹን ተቆኒና የርእየና ኣሎ

እዚ ዘርእየና ዘሎ ድማ እስፖርት እንዳተጫወቱ እዮም፡፡ መንእሰያት ተኣኪቦም ናይ እስፖርቶም ዕጥቂ ገይሮም እንዳተጫወቱ እዩ ዘርእየና ዘሎ ማለት እዩ፡፡

እዚ እንሪኦ ዘለና ካብ ባህላዊ መስተታት ካብ ዝባሃሉ ሓደ ሜስ ዝባሃል መብዛሕትኡ አብ ከባቢ ዓዲ ግራት ዝርከብ ምስ ጥሕሎገይሮም ናይ ሜስ ባህላዊ መስተ እዩ ፡፡

ኣብዚ እስክሪን እንሪኦ ዘለና ምስሊ ቡዙሓት ጫማታት እዩ ዘርእየና ዘሎ፡፡ ጫማ እቲ መሰረታዊ ዝኮነ ዘድልዮም ነገራት እቲ ሓደ ጫማ እዩ፡፡ ዝተፈላለዩ ጫማታት እውን እንሄ፡፡ እዚ ገዚኡ ንመሽጣ ኣብ ዕዳጋ እዮም ወፅኦም እኒሄዉ፡፡ እቲ ሰብ ዘድልዮ ድማ ገዚኡ ዝጥቀመሉ እዩ፡፡

እዚ ድማ ናይ ትግራይ መለለዪ ዝኾነ ፅቡቅ ባህልና ዝኾነ ባህላዊ ክዳን እዩ። ባህላዊ ክዳን ንቡዙሕ ነገራት መመላኽዒ ይኾነና ንበዓላት ክኾን ከሎ ንጥምቀት ፣ንመስቀል ፣ንመርዓ ክኾን ከሎ ኣጊፅና ንገብሮ ፅቡቅ ባህልና እዩ።

አብዚ ምስሊ እነሪኦ ዘለና ናይ መጋየፂታት መመላዕክታትካብ ዝኾኑ ሳሙና ኮይኑ ፅቡቅ ሽታ ክህልወና ፅቡቅ ገፅ ክህልወና ዝጠቅመና እዩ፡፡

እዚ ምስሊ ጭራዋጣ ዝበሃል ኾይኑ ካብቶም ባህላዊ መሳርሒ ሙዚቃ ሓደ እዩ።

ኣብዚ እስክሪን እንሪኦ ዘለና ምስሊ ድማ ንሻድሻይ ክፍሊ ዝጠቅም ናይ ስነ-ዜጋ መፅሓፍ ጥራዝ ዝጠቅሞም ንትምህርቶም ዝጠቅሞም መፅሓፍ ዘርእየና ዘሎ ምስሊ እዩ።

አብዚ ምስሊ ንሪኦም ዘለና እቶም አናእሽተያት አብ ሓመዳት ውሽጢ ዝርከቡ ሓሳኹ ኢና ነሪኢ ዘለና እዞም ሓሳኹ አብ መብዛሕቲኡ አብ መሬት አብ ሓመድ ዝርከቡ ተንቀሳቀስቲ ንእሽተያት እንስሳት እዮም፡፡

ኣብዚ ምስሊ ንርእያ ዘለና ጓል ድማ ሜላት ቀለም ወርቅ ትብሃል:: ደራፊት ኮይና ሙዚቃ ንሕብረተሰብ ተስምዕ ከያኒት ደራፊት እያ::

እዚ ምስሊ ገፅታ ገፀ መሬት ኮይኑ ግብርናን ጎቦን ሳዕርን ይረአ።

አብዚ ምስሊ እንሪኦ ዘለና ፋሽን ተከዲኑ ብዝተፈለየ ቅዲ ዝተሰርሐ ክዳን ተከዲኑ አብ ስባት ዝተሰብሰብሉ ናይ ሞዴል ስራሕቲ ዘርእዩ ሰባት እዩ ዘሪኤና ዘሎ፡፡